ኣብ መብዛሕትኡ ገጠራት ከባብታት ትግራይን ቆላታት ትግራይን ዘሎ ዓይነት ኣሰራርሓ ገዛ እዩ። ፍሉይ ሽሙ ኸዓ ህድሞን ሰቐለን እናተባሃለ ይፅዋዕ እዙይ ኸዓ ኻብ ጭቃ ሓመድ እውን ተለሲኑ ዝስራሕ ባህላዊ ዓይነት አሰሪርሓ ገዛ እዩ።

መብዛሕትኡ ግዜ ደቂ ኣንስትዮ ትግራይ ንመፀባበቂ ወይ ነመመላኽዒ ዝጥቀማሉ እዩ።

ንግስተ ሰባ ዝባሃል ዓይነት ጥልፊ ኮይኑ መብዛሕትኡ ግዜ ኣብ ትግራይን ከባቢኣን ብፍላይ ከዓ ኣብ ኣክሱም ልሙድ ዝኮነ ዓይነት ጥልፉ እዩ፡፡ እዚ ከዓ ሙሉ ብሙሉ ካብ ጡጥን ካብ ሕበራዊ ፈትልታትን ዝስራሕ እዩ፡፡

ነበራት ተጋደልትን ኣመራርሓታትን ዉድብ ህዝቢ ወያነ ሓርነት ትግራይን ከምኡ እውን ቀደምቲ ብረታዊ ቃልሲ ካላኣይ ወያነን ተጋዳላይ ኣሽመላሽ ወልደስላሴን ተጋዳላይ ሰዩም መስፍንን እዮም።